መጋየፂ ማለት ደቂሰባት ፀቢቆምን ማዕሪጎሞን ወቂቦምን ምእንታን ኽረኣዩ ዝጥመቅሙሎም መድመቂ ነገራት እዬም ። ንኣብነት ኻብ መጋየፂ ሓደ ወርቂ ምጥቃስ ይከኣል።

ጫማ ማለት ንእግርና ዝሽፍን ነገር እንትኸውን ካብ እሾክ፣ በላሕቲ ነገራትን ዕንቅፋትን ድማ ይኸለኸለልና

ናይ ሱፐርማርኬት ኣቁሑ ማለት ኣብ ውሽጢ ሱፐርማርኬት ዝሽየጡ ኣቁሑ ወይ ድማ ናዉቲ ማለት እዩ ።ንኣብነት ከሞ ቡሽኩቲ፣ መስቲካን ዝተፈላለዩ ዕሹጋት ምግብታት ምርካብ ይከኣል እዪ።

ማሽናት ማለት ንሓደ ነገር ከም መቀላጠፍን መፍተንን እንጥቀመሉ ማሽናት ተባሂሉ ይፍለጥ። ንኣብነት ኸም ጁስ መፅሞቅን ፀጉሪ መቀምቀምን ፀጉርን ምጥቃስ ይከኣል።

ናይ ገዛን ናይ በረኻን እንስሳ ናይ ገዛ እንስሳ ሰብ ለመድ ወይ ድማ ሰብ ዝለመዱ እንትኾኑ ናዬ በረኻ እንስሳ ሰብ ዘይለመዱ እዮም። ኣብነት ካብ ሰብ ዘይለመዱ ዝብኢ ፣ ካብ ሰብ ዝለመዱ ኸልቢ ምጥቃስ ይከኣል።

ባንዴራ ማለት ናይ ሓደ ዓዲ መፍለዩ እንትኸውን እተን ዓድታት ድማ ክልላት ክኾና ይኽእላ፣ ሃገራት ክኾና ይኽእላ፣ ኣህጉራት ክኾና ይኽእላ፣ እዙይ ድማ መፍለይአን ባንዴራ ተባሂሉ ይፍለጥ።